ካብ መሰረታውታት ልምዓት ሓደ ኣርክቴክቸርን ህንፃ ስራሕን እዩ። እዚ ንሪኦ ዘለና በዓል ሓደ ፎቕ ገዛ ዝስራሕ ዘሎ ንምንታይ ጥቕሚ እዩ ።ኣብ ምንታይ ከባቢ ከ ይርከብ ?

ናይ ዓለም መንገዲ ይትረፈና ናይ እግዚአብሔር መንገዲ ይሕሸና ወይክዓ ናይ እግዚአብሔር መንገዲ መሪፅኦም ዝነብሩሉ ቦታ ገዳም ኣቡነ ኣናሊቆስ ማይ ብራዝዮ እናተብሃለ ዝፍለጥ ኣበይ ከባቢ ንረኽቦ?

እዚ ናይ ሸቀጣሸቀጥ ኣቕሑ ዝሽየጠሉ ሱፐርማርኬት እዩ። ካብ ኣቶም እቲ ሓደ ንምግቢ ካብ እንጥቀመሉ ሸመለጋ እናተብሃለ ዝፍለጥ ክንድ ጠስሚ እንጥቀሞ ዓይነት ዘይቲ ዝሽየጠሉ ቦታ እዩ።

ሰባት ዕለታዊ ናብርኦም ንምሽፋን ካብ ዝጥቀምሎም ዓይነታት ሜላ ሓደ እንትኸውን እዚ ስራሕ ብጣዕሚ ኣድካሚ ካብ ዝበሃሉ ስራሕ ሓደ እዩ። ምኽንያቱ ኸዓ ኣብ ርእስኻ ተሸኪምካ ኣብ ፅርግያታት እናዘርካ እናሸጥካ ዝስራሕ ስራሕ ስለዝኾነ።

ዙርያን ካባን እንትከውን ብመልክዕ ፋሽን ብዘበናዊ ዓይነት ተሰፍዩ እታ ጓል ኣብ ምርኢት ፋሽን እናቅረበቶ ንዓይንካ ሰሓባይ ብዝኮነ መልክዑ ደስ ዝብል ዓይነት ፋሽን እዩ፡፡

ናይ ገዛን ቢሮን ኣቑሑት ካብ ዝባሃሉ ሓደ ዝኾነ ተሰሓብታት ዘለውዎ ናይ ኣቕሓ መቐመጢ እንትኸውን እዚ ብኣብዝሓ ኣብ ቢሮታት ንጥቀመሉ ሽሙ እንታይ ይባሃል? ንምንታይ መትሓዚ ኸ ንጥቀመሉ?

እዚ ካብ ዓይነታት መስተ ሓደ ዝኾነ ማይ እናተባህለ ዝፍለጥ ንህይወትና ወሳኒ ዝኾነ ዓይነት መስተ እንትኸውን ብኣብዝሓ ምስታይ ኣብ ህይወትና እንታይ ጥቕሚ ንረኽበሉ?

ካብ ዓይነታት መስተ ሓደ ዝኾነ ቅዳሜ እናተብሃለ ዝፍለጥ ዓይነት መስተ እንትኸዉን ብዙሕ ሰብ ዘይፈልጦን ኣብ ዕዳጋ ብዙሕ ዘይተፈለጠ ዓይነት መስተ እዩ። ኣነ ባዕለይ ብዙሕ ዘይፈትዎ ዓይነት ኣልኮል መስተ እዩ።

ኣብ ትምህርቲ ቦታ ተምሃሮ ናይ ምግቢ ሰዓት ኣኺሉ ሸሽሓኒኦም ብምሓዝ ንናይ ባዕሎም መግቢ ኣልዒሎም ንኽበልዑ እናተዘጋጀው እንትኸውን እቲ ምግቢ ክትርኢ ከለ ከዓ ሰሓባይን ጥዑምን ይመስል።

ደቂ ሰባት ካብቶም ንምንባረ ዘዲሊዎም ሓደ መሰረተ ልምዓት እንተከውን እዚ ነሪኦ ዘለና ዝተዘርገሐ ገመድ እና ፓሎ ወድስብ ንምነታይ ዓይነት ዝጥቀመሉ መሰረተ ልምዓት እዩ?

ተማሃሮ ካብ ትምህርቲ ክፍለ ግዜ ወፃኢ ምስ መምህሮም ብሓባር ብምኳን ዝኮነ ዓይነት ምርኢት እናርአዩ ዝርከቡ እንትከውን እዚ ተከዲነሞ ዝንሄዉ ሓደ ዓይነት ክዳን ናይ ኣበይ ቤት ትምህርቲ መፍለይ እዩ? እንታይ ዓይነት ሕብሪ ከ አለዎ?

ናይ ደቂ አንስትዮ ጫማ እንትኸውን ተረከዝ ልዕል ዝበለ ጌርካዮ ቁመት ንእሽተን ንክትዉስኽ ይገብረካ ከምኡ ድማ ዓርሰ እምነትካ ብጣዕሚ ዓብዪ ንክኾን ዝሕግዝ ዓይነት ጫማ እዪ።

ኣብ ትግራይ ክልል ካብቶም ፍሉጣት ዝተባሃሉ ኣብ ፖለቲካ ዝነጥፉ ሰባት ዝኾነ ሓደ እዚ ጀነራል ምግበይ እናተባህለ ዝፍለጥ ሰብ ኣብ ምንታይ ዓይነት ፖለቲካ ዝነጥፍ ሰብ እዩ?

ናይ ኣዲስ ኣበባ ተሽከርከርቲ ናበይ ቦታ ከም ዝፅዕና ንመፍለጢ ካብ ዝጥቀማሉ ኣብ ጎነን ተፃሒፉ ዝርከብ መፋለጢ እዩ:: እዚ ከዓ ንምፍላጡ ዘየችግር ኣንቢብካ ንምርዳእ ቀሊል ይገብሮ::

ቤት ምግብን መስተን እንትኸውን ዝተፈላለየ ዓይነት ምግቢ ወይ ካዓ ዓይነታት መስተ ዝርከቦ ዓብዪ ገዛ እዩ፡፡ እዚ እንሪኦ ዘለና ምግቢ ካዓ ብዙሕ ዓይነት ናይ ስጋ ፀብሒ ክልተ ዓይነት እንጀራ ሸውሃትካ ብጣዕሚ ክኸፍት ካብ ዝክእል ዓይነት ምግቢ እዩ፡፡

ካብ መሰረታዊ ግልጋሎታት ሓደ ዝኾነ እዚ ካብ ፅርግያ ውፅእ ኢሉ እንረከቦ ብኣብዝሓ መኪና ዝሕፀባሉ ከምኡ እውን ካልኦት ናይ ተሽከርከርቲ መጓዓዝያታት ንመሕፀቢ እንቀመሉ ቦታ ኣበይ ከባቢ ንረክቦ?

ካብ ሕርሻን ግብርናን ሓደ ዝኾነ እዚ ቦታ ኣልሚዕና ብዙሕ ጥቅሚ ክንረክበሉ እንክእል ቦታ እንትከውን መሰረተ ልምዓት እውን እዩ፡፡ ኣዚ ኣብ ምንታይ ከባቢ ንረክቦ?

ጌታቸው ረዳ ናይ ትግራይ ግዝያዊ መማሓደሪ እንትኸውን ካብ ውዕሊ ፕሪቶርያ ካፍቶም ተበሃሉ ሓሰባት ዋላ ሓንቲ ኣብ ተግባር ዘይውዕለ ሰብ እንትከኸውን ኣነ ካብ ዘይድንቆም ሰባት ሓደ እዩ።

ናይ ፅሕፈት መሳርሒ ካብ ዝኾኑ ሓደ እንትኸውን በብሕብሩ ንምፅሓፍ ወይ ከዓ ቀለም አእቲኻ ፅሕፈት መሳርሒ ንክንሰርሕ ብዝደለናዮ ከለር ንክንጥቀም ዝሕግዘና ዓይነት መሳርሒ እንትኸውን ብዙሕ ግዘ መዋፅአይ እዩ።

ኣብ እዋን መርዓ መርዓትን መርዓዉን ካብ ዝጥቀሙላ ተሽከርካሪት ንመጋየፂ ካብ ንጥቀሞ ነፋሒቶ, ዕምበባ ክኮን ይክእል ኣጋይፅናላ እንርከብ እንትከዉን እዚ ከዓ ናሃተይ ተትከዉን ኢልካ ትቀንኣሉ ዓይነት መጋየፂ እዩ ።

ተምሃሮ አብ ትምህርቲ ቤት ሓደ ዓይነት ክዳን ብምክዳን አብ ግዘ ፈተና ስለዝኾነ ብጣዕሚ ትጨናኒቆምን ትወጢሮምን ብምምሳጥ እናሰርሑ ይረአዩ።

ንመብልዒ ካብ እንጥቀመሎም ሸሓነ እናተባህለ ዝፍለጥ ወይ ከኣ ኣስኳዴላ እናበልና ንፈልጦ ንምብልዑ ክትወልዐሉ ብጣዕሚ ሰሓባይ እንትኸውን ኮይኑ ግን ብጣዕሚ ጥንቃቐ ዝደሊ ተሰባሪ ዓይነት ኣቕሓ እዩ :: ግን ከኣ ሸውሃትኻ ተኸፊቱ ትበልዐሉ እዩ::

እዚኦም ሓደ ቤተሰብ ወይከዓ ሓደ ስድራ ዝኾኑ ኣብ ሓደ ገዛ ውሽጢ ጠጠው ብምባል ኣብ ጥቂኦም በጊዕ ብምሓዝ ፎቶ ተላዒሎም ኩሎም ኸዓ እናሰሓቁ ደስ ብዝብል ፍቅሪ እናርእዩ ይርከቡ።

ካብ ዓይነታት መስተ ዝኮነ ኣዋሽ እናተባሃለ ዝፍለጥ መስተ ወዲ ሰብ ካብ ዝጥቀመሎም መስተታት ሓደ እንትከውን ኣብ ከመይ ዓይነት ቦታ ወይ ከዓ ኣብ ከመይ ዓይነት መሸጣ ቦታ ይርከብ?

ኣብ ዝኾነ ይኹን ቦታ ኣብ ከተማ ይኹን ኣብ ገጠር ብኣብዝሓ ኣብ ጥቓ መንበሪ ገዛና ዝቦቅል ዓይነት እፅዋት እንትኸዉን ብኣብዝሓ ንምንታይ ኣገልገሎት ንጥቀመሉ?

እዚ ቤት ምግብን መስተን ዝኾነ ኣብ ውሽጢ ኣቲኻ ኻብ ዓይነታት ምግቢ ወይ ኸዓ መስተ ኣዚዝካ እትበልዐሉ ወይ እትሰትየሉ ቦታ ኣበይ ከባቢ ይርከብ?

ፊልድ ማሪሻል ብርሃኑ ጅላ ይበሃል። ኣብ ኢትዮጵያ ሕጊ መክበርቲ ካብ እንብሎም ሰባት ሓደ እንትኸውን ብጣዕሚ ተፈላጣይን ፅዕንቶ ፈጣርን ዋላ እኳ እንተኾነ ግን ከዓ ኣብ ትግራይ ብዙሕ ሓዘን ንክፍጠር ዝገበረ ሰብ ኣዩ።

ብምክንያት ጦሩነት ዝመፀ ችግር እቲ ሓደ ዕንወት ት/ቤት ኮታስ ዕንወት ወንበር ኮፍ መበሊ እንትከውን እዚ ችግር ዘምፀኦ ሳዕቤን እንታይ እዩ? እቲ ት/ቤት ዓንዩ ዘሎ ብመን እዩ?

ወርቂ ሞሶብ እናተባሃለ ካብ ዝፍለጥ ዓይነታት ስፈ ሓደ እንትኸዉን ካብ ክሪ ዝስራሕ ብዙሕ ግዜ ንመጋየፂ እንጥቀመሉ ዓይነት ስፈ እንትኸዉን ክትርእዮ ከለኻ ሰሓባይን ባሃጋይን እዩ።

ንሓንቲ ከተማ መሰረተ ልምዓት ወሳኒ እንትኸውን እዚ ንርእዮ ዘለና ካብ መሰረተ ልምዓት ሓደ ዝኾነ ገና ዘይተወድአ እንትኸውን ክውዳእ ከሎ ግን እቲ ሓፃዊን ምስ ተላዓለ ብጣዕሚ ፅቡቕን ሰሓብን ከምዝኸውን ምንም ጥርጥር የብሉን።

ኣብ ሕርሻን ግብርናን ዝነጥፉ ሰባት ዝጥቀምዎም ዘዴ ዘሪእኻ ምእካብ ክኮውን ይኽእል። ካብኣቶም ድማ እቲ ሓደ ሕዚ እንዳኣከቦ ዝርከብ ዓይነት ዝራእቲ ሽሙ እንታይ እዩ ?

ካብ ዓይነታት ኣትክልትን ኣሕምልትን ዝኾኑ ኣራንሺ፣ ብርጭቕ፣ ኣናናስ ተባሂሎም ዝፍለጡ እንትኾኑ እዚኣቶም ንሰውነትና ብጣዕሚ ጠቐምትን ሕማም ተኸላኸልትን እዮም ።እዚኣቶም ከዓ ክንበለዖም ከለና እዉን ፎከስትን ጥዑማት ኣዝዮምን እዮም።

ናይ ኮምፓስ ኣቕሑት እዩ፡፡ ኣብ ቁፅሪ ትምህርቲ ካብ እንጥቀመሎም መሳርሒ ሓደ እንትኸውን ኣብ 12ክፍሊ ዘምህረና ነበረ ናይ ቁፅሪ መምህርና ይጥቀመሎም ስለዝነበረ እናሰታወስኩ ብጣዕሚ እዩ ደስ ዝብለኒ፡፡

ሸክ ኣላሙዲን ብምባል ዝፍለጥ ኣብ ኢትዮጵያ ካብ ዘለዉ ሃፍትም ወይ ከዓ ብጣዕሚ ተፈለጥቲ ሰባትን ከምኡ እውን ፅዕንቶ ፈጣሪ ሰብ እንትኸውን መብዛሕትኡ ግዜ ንቡዙሓት ኣብ ትሑት መነባብሮ ንዘለዉ ሰብ ብምርዳእ እንፈልጦ ሰብ እዩ።

ብዙሕ ፍልጠት ካብ እንረክበሎም፣ ኣእምሮና ካብ እነስፈሐሎም ሓደ መፅሓፍትን ጋዜጣን ምንባብ እዩ። መፅሓፍትን ጋዜጣን ብምንባብ ቡዙሕ ዓይነት ፍልጠት ንረክብ። ኣንቢብና ከዓ ዘይንጠዓሰሉ ኩሉ ግዜ ብዙሕ ነገር እናረከብናሉ ንርከብ እዪ።

ናይ ኦርቶዶክስ ተዋህዶ ናይ ሃይማኖት ስርዓት እንትከውን ኩሉ ግዜ ሪኢካዮ ዘይትፀግቦን ደስ እናበለካ ኣብቲ ቦታ ተዝኮውን ኢልካ ትምነዮን ዓይነት ስርዓት እዩ::

ደቂ ኣንስትዮ ፋሽን ዝክተላ ወይ ከዓ ዝንጥ ኢለን ካብ ካሊእ ሰብ ተፈልየን ንክረአያ ዝጥቀማሉ ዓይነት ጫማ እዩ። ደስ በሃሊ ምስ ቀሚሽ ዝክደን በኣብዛሓ ዓይነት ጫማ እዩ።

ኣብ ትግራይ ካብ ዝርከቡ ተፈለጥቲ ሰባት ሓደ ዝኾነ ደብረፅዮን እንዳተባሃለ ዝፍለጥ እንትኸውን ኣብዚ ሕዚ ሰዓት ንትግራይ ካብ ዝህውኽዋ ዘለው ፊንጫል ህወሓት ሓደ እዩ፡፡

ብዙሓት ዓይነት ኬብል ዘለውዎ ጠፍጣፋ ክኸውን ይክእል ደቂቅ ክኾን ይክእል፤ ቀጢን ክኾን ይክእል፤ አብ ሓደ ዝሓዘ ዓይነት ቻርጀር ናይ ኤለክትሮኒክስ ስራሕቲ እንትኸውን ንስርሑ ብጣዕሚ ምቁሉል ብዝኮነ ደስ በሃላይ አድንቆት ዝግበኦ እዩ።

ደቂ ሰባት ንተሽከርከርቲ ካብ ዝጥቀምዎ ዓይነታት ትራንስፖርቲ ዝኾነ ሓደ ጋሪ እናተብሃለ ዝፍለጥ ንሰብ ወይ ክዓ ንኣቑሑ መጓዓዓዚ ንጥቀመሉ። እዚ ብኣብዝሓ ኣብ ምንታይ ከባቢ ወይ ክዓ ከተማ ንጥቀመሎም?

እዚ ካብ ዓይነታት እፅዋት ሓደ ዝኾነ ብኣብዛሓ ኣብ ብዙሕ ማይ ኣብ ዘለዎ ኸባቢታት ዝቦቁል እንትኸውን ንባህላዊ ሕክምና እንጥቀመሉ ዓይነት እፅዋት እዩ። ኣብ ግዜ ክዕንብብ ከሎ እንታይ ዓይነት ከለር ይኸውን?

ካብ ዓይነታት መጋየፂታት መማላኪዕን ሓደ ዝኮነ እስቲም ተባሂሉ ዝፍለጥ ሓደ ሓደ ቅብኣት ብምቅባእ ሰዉነትካ ንፁር ንከከዉን ገፅካ እዉን ምልኩዕ ኮይኑ ንክረአ ዝሕግዘና ዓይነት መጋየፂ እንትከዉን ደስ ብሃሊ ስሚዒት ኣለዎ።

ሓንቲ ዓዲ ካብ ዘድልይዋ ነገራት ሓደ መሰረተ-ልምዓት እንትኸውን፣ እዚ ንሪኦ ዘለና መሰረተ ልምዓት ብጣዕሚ ወሳኒ ዝኾነ ዓይነት መሰረተ-ልምዓት እዩ፡፡ ኩሉ ጊዜ ሰሪሕኻዮ ዘየጣዕሰካ ዓይነት ስራሕ እዩ፡፡

ብዙሓት ሰባት ወይ ከዓ ሓደ ስድራ ካብ ገዛ ወፅኦም ኣብ ርሕቅ ዝበለ ቦታታት ኣብ ደስ ባሃሊ ቦታ ተኣኪቦም ግዜ እናሕለፉ ወይ ከዓ ደስ ኢልዎም እናተፃወቱ ወይ እናተዝናነዩ ይርከቡ።

ካብ መሰረታዊ ልምዓት ሓደ ዝኾነ እዚ ትምህርቲ ቤት እናተባሃለ ዝፍለጥ ቦታ ዝማዕረገን ዝማዕበለን ቦታ እንትኸውን እዚ መን ?እንታይ ዓይነት ተማሃሮ ይማሃርሉ? ኣብ መንታገይ ከባቢ ከ ንረኽቦ?

ካብ ዓይነታት ንግድን ምትዕድዳግን ሓደ ዝኾነ እዚ ኣብ ምስሊ ንሪኦ ዘለና ኣብ ዕዳጋ ኣብ ምሻጥ ወይ ከዓ ኣብ ምግዛእ ንረክቦ ዓይነታት ተኽሊ እንታይ እንዳተብሃለ ይፍለጥ?

ኣብዚ ሕዚ ሰዓት ሕርሻን ግብርናን በፅሒዎ ካብ ዘሎ ስልጣነ ብምጥቃም ከፍቲ ኣብ ዘራብሑ ሰባት በቢናይ ባዕለን መብልዕን ቦታን መስተይ ቦታን ተጠቂምካ ፅቡቅ ውፅኢት ንምርካብ ከምኡ እውን ስራሕ ንምቅላል እንጥቀመሉ ዓይነት ሜላ እዩ፡፡

ኣብ ኦሮምያ ክልል ካብ ዘርከባ ኸተማታት ሓንቲ ዝኾነት ሓረር ምእተው በሪ እዩ ኣብ ሃረር ከተማ ኼዱ ዝኾን የኹን ዓይነት ሰብ ተላሚዱ ኽነብር ይኽእል እኳን ሰብ ዝብእውን ምስ ሰብ ተላሚዱ ኽነብረዱ ዝኽእል ከተማ ምዃኑ ንፈልጥ።

ናይ ንግድን ምትዕድዳግን ቦታ እንትኸውን ብዙሕ ግዜ ሰባት ኣብ ንግዲ ዝነብሩ እንድሕር ድኣ ኮይኖም እናነገዱ ምስቲ ግዜ ዝከይድ ናብራ እዮም ዝነብሩ። እዚ ክዓ ኩሉ ግዜ እትሕጎሰሉ እምበር ንምዓይነት ጣዕሳ ወይ ከዓ ሓዘን ዘለዎ ስራሕ ኣይኮነን።

አብ ከባቢ ሕርሻን ግብርናን ዝርከብ ካብ ተክልን ፍራምረን ሓደ እንብሎ ብአብዝሓ ድርቀት ዝሓዞ ሰብ ዝጥቀምሉ ሓምለዋይ ከቲፍካ ፀብሒ ሰሪሕካ ዝብላዕ አብ ኢዳ ሒዛቶ ዘላ ዓይነት አሕምልትን ፍራምረን እንታይ ተባሂሉ ይፍለጥ?

ፍሉይ ታሪክን ተፈጥሮን ካብ ዘለዋ ሓንቲ ኣብ ከባቢታት ትግራይ ትርከብ ራያ እንዳበልና ንፈልጣ ቦታ እንትኸውን ኣብዚ ቦታ እዚ ኮፍ ኢሎም ተኣኪቦም ሓዊ ኣቃፂሎም ዝርከቡ ሰባት እቲ ሓዊ ንምንታይ ይጥቀምሉ ኣለዉ? ኣብ ምንታይ ሰዓት ከ እዩ ዝንሄ?

ንመንበሪ ገዛ ከምኡውን ንቢሮ ካብ እንጥቀመሎም ዓይነት ኣቑሑ ሓደ ዝኾነ ሶፋ ምስ ናይ ማእኸል ጠረጴዛኡ እንትኸውን ፅሩይን ፅፉፍን ክተዕርፈሉ ኮፍ ኣኢልካ ክትበሎዐሉ ንኹሉ ደስ ዝብለካ ቦታ እዩ።

ናይ እፅዋት ማእከል እንተከዉን ብዙሕ ግዘ ንቱሪዝም መስሕብ ንጥቀመሉ ከምኡ እዉን ኣብኡ ኬድካ ብዙሕ ዓይነት ፍልጠት እትሰንቀሉ ቦታ ስለ ዝኮነ ግዘ ሃሊካ እሞ ተመቻቺልካ ኣብኡ ኬድካ ብዙሕ ዓይነት ፍልጠት ቀሲምካ ተትመፅእ ደስ ዘይብሎ የለን።

ካብ ዓይነታት መጋየፂ ሓደ ዝኾነ ብኣብዛሓ ሳዓብቲ ሃይማኖት ክርስትና ዝጥቀምዎ መስቀል እናተባህለ ዝፍለጥ እንትኸውን ብምንታይ ገይርና ኣሲርና ነንጥልጥሎ ?ኣብ ምንታይ ከባቢ ከ ይእሰር ?ካብ ምንታይ ከ ይስራሕ?

ካብ ዓይነታት መጋየጽን መመላከዕን ሓደ ዝኾነ ዉሁድ ኣብ ገዛ ክንሰርሖ ካብ እንክእል ድንሽ እዩ። ድንሽ ኣብሲልካ ፣ወቂጥካ ብደንቢ እናተቀባእካ ኣብ ሓደ ሰሙን ዉሽጢ ብዙሕ ለዉጢ ከሪአና ስለ ዝክእል ኣድናቆት ዝግብኦ ዓይነት ተኽሊ እዩ ።

ዝኮነ ዓይነት ሓበሬታ ንምርካብ ካብ እንጥቀመሎሞ ሓደ መፋለጢ እዩ:: ብዘይ ምንም ዓይነት ድካም ግዜና ከየጥፋእና ተሎ ኢልና ብዙሑ ዓይነት ሓበሬታ ንምርካብ እንጥቀመሉ መፋለጢ እዩ፡፡

ካብ ዓይነታት መፅሓፍትን ጋዜጣን ሓደ ዝኾነ ሰባት ኣንቢቦም ፍልጠቶም ዘኻዕብትሉ መፅሓፍ ሓደ እዩ፡፡ እቲ ኮንተ ሞንተ-ክርስቶ ትብል ትብል ዘርእስታ ቅድሚ መጀመርያ ብኣለክሳንደር ድዩማ ዝተፃሕፈት እንትትከውን ሕጅ ግን ብትግርኛ ትርጉም ፅሒፉ ዘቕረበ መን እዩ ?

ካብ ዓይነታት ማሽናት ሓደ ዝኮና እስካባተር እናተብሃላ ዝፍለጣ ሓመድ ባዕለን ፊሒረን ባዕለን ናብ ካሊእ መኪና ብምስቃል ዝፍለጣ ብዙሕ ስራሕ ከቅልላልና ዝክእላ ዝሕግዛናነ ዓይነት ማሽናት እየን፡፡

ሰለስቲኦም ዓይነት ዉሁዳት ብሓባር ብምዝማድ ኣብ ሓደ ገይርካ ገፅካ ብምቅባእ ፅቡቅ ለዉጢ ብምምጻእ ናብ ሰባት ፅቡቃት ኮይና ንክንቐርብ ሕጉሳት ኮይና ንክንቐርብ ካብ ሰባት ኣድናቆት ንክንረክብ ይሕግዘና።

ካፍቶም ንምንባብ ንጥቀመሎም ዓይነታት መፃሕፍትን ጋዘጣን እዩ። አረስቱ 7 ባህርያት ዕውታት መናእሰይ ብዝብል ድርሰት ዝተፃሓፈ ትርጉሙ ከዓ ጎይተኦም ሳህለ እዩ ተርጉምዎ።

ኣብ ሃመር ከባቢ ዝርከባ ደቂ ኣንስትዮ እየን ወይከዓ ተወልድቲ ሃመር እየን። ተከዲኖኖኦ ዘለዋ ገይረንኦ ዘለዋ መጋይጺ ከምኡ ዉን ናይ ጨጉረን ኣሰራርሓ ብጣዕሚ እዩ ደስ ዝብለኒ ክኸዶ ካብ ዝደሊ ቦታ ሓደ እዩ። ብዙሕ ግዜ ከዓ ጉዕዞ ቱሪዝም ወይ ከዓ መስሕብ ትሪዙም ንጥቀመሉ ኢና ።

ደቂ ኣንስትዮ ንመጋየፅን መመላኽዕን ካብ ዝጥቀማሉ ፋሽን ብምባል ዝፍለጥ ዓይነት ክዳን እንትኸውን ዕድመ ዘይፈሊ ኩሉ ዓይነት ዕድመ ክኽደንኦ ዝኽእላ ክዳን ሽሙ እንታይ ይባሃል?

ናይ ፀባ ሕሩጭ እንትኸውን ኒዶ ተባሂሉ ዝፍለጥ እዩ ብዙሕ ግዜ ቆልዑ ንኽዓብዩ እንጥቀመሉ ዓይነት ኣቅሓ እዩ ኣብ ሱፐር ማርኬት ኢና ንረኽቦ ክባር እዩ ኮይኑ ግን ንቖልዑ ዕቤት ብጣዕሚ ውሳኒ ካብ ዝበሃሉ ዓይነታት ፀባ እዩ ።

ኣብ ትግራይ ኣብ ዝሕዚ እዋን ካብ ዝነጥፋ ተራደኦታት ሓደ ዝኮነ ተፈላጢ ናይ ተራደኦ ድርጅት እዚ መን ይበሃል ?

ኣብ ስራሕቲ ሙዚቃ ካብ እንፈልጦም ደረፍቲ እቶም ክልተ እንትኾኑ እዚኣቶም ፍሉጣት ኣብ ትግርኛ ደረፍቲ እዮም። እዚ ኣብ ኢዱ ሒዝዋ ዘሎ ዓይነት መሳርሒ ሙዚቃ ሽሙ እንታይ እዩ?

ትኩስ ነገር ክኾን ይክእል ቡና ወይ ሻሂ ኣፍሊሕና ካብ እንሰትየሎም ከምኡዉን ዝሑል ነገር ካብ እንሰትየሉ ዓይነት ናይ ገዛ ኣቑሑ ብርጭቆ እንትኸዉን ንምትሓዞም ብጣዕሚ ጥንቃቀ ዝደልዩ ናይ ገዛ አቑሑት እዩም።

ካብ ዓይነታት ሠራሕቲ ሕንፃ ሓደ እዩ እዙ ንኸተማ መልኪዕ ን ወቂቡን ነኸርአ ዝገብሮ እንተኸውን ካብኡ ኃሊፉ ድማ ሰባት ንመንበሪ ከምኡውን መሸቃጢ ዝጥቀሙሉ ሕንጻ እዩ ኣብ ጥቓኡ ድማ ብሰባት ፈሪሱ ዘረከብ ሓፆር ነርኢ።

ናይ ትራንስፖርት ሚኒስቴር መፍለዪ ዝጥቀመሉ አርማ ወይ ከዓ መለለዪ እንትኸዉን አብዚ ሐዚ ሰዓት ምንም ዓይነት ችግር ካብ ህዝቢ ዋላ እንተቀረበ መፍትሒ ዘይህብ ድርጅት እዪ ።

ናይ ገዛ ኣቑሑ እነትኾዉን ባዲላ እናተባሂለ ዝፍለጥ ኣቕሓ እየ። እዚ እን ቃቆሖ መጥበስ ወይ ድማ ዱኑሽ መብሰሊ እነጥቀመሉ ዓይነት ብርዲስት እንትኸውን ካብ ምንታይ ይስራሕ? ኣብምንታይ ከባቢከ ይሽየጥ ?

አብ ኢትዮጵያ ካብ ዝርከቡ ጣና ሀይቅ ሓደ እንትኸዉን ብዙሕ ግዜ ንመስሕብ ቱሪዝም ንጥቀመሉ ንአታዊ ቅርሺ ንጥቀመሉ እዪ። አነ ዉን ክሪኦ ከለኹስ ከይደ ንሓደ ሰሙን አብዚ ፀኒሐ እንትምለስ ደስ ምበለኒ፣ ዘቅንእ ቦታ እዪ ።

ናይ ጓል ኣንስተይቲ ጫማ እዩ:: ክፍቲ ጫማ ኢልና እንፅዉዖ ጫማ እንትከዉን ብዙሕ ግዘ ኣብ ሙቆት ሰዓት ምስ ቀምሽ ቅልል ኢለን ዝገብርኦ ብጣዕሚ ምልኩዕ ዝኮነ በተለይ ፅቡቅ ፅፍሪ ዘለዋ ጓል ኣንስተይቲ ንክትገብሮ ዝምረፅ ጫማ እዩ።

ካብ ኣትክልትን ኣሕምልትን ሓደ ዝኾነ በለስ እንዳበልና ንፈልጦ ዓይነት ተኽሊ እንትኸውን ንጥዕናና ብጣዕሚ ፅቡቅ ትሕዝቶ ዘለዎ ኣበይ ከባቢታት ይበቁል? መዓዝ ወቅቲ ኸ ይዝውተር?

ካብ ዓይነታት መጓዓዓዝን ተሽከርከርትን ዝኾነት ሓንቲ ጋሪ እናበልና እንፅውዓ ብዙሕ ኮሚደረ ኣብ ካሳታት ተሸኪማ ብጣዕሚ ኸቢድዋ ስለዘሎ እቲ በዓል ዋናኣ ወሪዱ እናደፍኣ ይርከብ።

ንሙዚቃ መሳርሒ ካብ እንጥቀመሎም ዓይነታተ ሙዚቃ ሓደ ዝኮነ እዚ አብ ምስሊ እንሪኦ ዘለና ወዲ ተባዕታይ ብኢዱ እናተፃወቶ ዝርከብ ዓይነት መሳርሒ ሙዚቃ እንታይ ብምባል ይፍልጥ? ወይ ከዓ ሹሙ እንታይ እዩ?

ካብ ጭቃን ማይን ብምውኳዕ ዝተሠርሐ መጎጎቕ እናተብሃለ ዝፍለጥ ካብ ባሕለን ጥበብን ሓደ ዝኾነ ኣደይታትና ዕንጨቲ ብምቅጻል እንጀራ ንምስንካት ዝጥቀማሉ ናይ ጥበብን ባህልን ተፈጥሮ ሓደ እዩ።

ንመጓዓዓዝን ትራንስፖርትን ተሽከርከርቲ ካብ እንጥቀመለን ዓይነት ሓንቲ እንትኸዉን ማህንድራ እናበልና ንፈልጣ። ብዙሓት ወንበር ፅዒና ካብ ሓደ ቦታ ናብ ሓደ ቦታ እናከደት ትርከብ። እዙይ ከዓ ግዜ ንምቁጣብ ፤ድካምና ንምቅናስ ይሕግዘና።

ሓረስታይ ክልተ ኣቡዑር ገይሩ ንዓኣቶም ብመሳርሒ ብምጥማር ኣብ ሓደ ገይሩ እናሓረሰ ይርከብ፡፡ እዚ ኣብዚ ወቕቲ እዚ ጊዜ እናሓረሰ ክትሪኦ ከለኻ ብጣዕሚ ደስ ይብለካን ሰሓባይን ኣብቲ ቦታ ተትኸውን የብል ብጣዕሚ ደስ ይብል፡፡

ካብ መሰረታዊ ግልጋሎታት ሓደ ዝኾነ እዚ መንበሪ ካብ ቆርቆሮ ዝተሰርሐ እንትኸውን ብኣብዝሓ መን ይነብረሉ? ኣበይ ከባቢ ኸ ይርከብ?

ኣብ ትግራይ ክልል ካብ እንጥቀመሉ ባህሊ ሓደ ዝኾነ ሽማግለ ምልኣኽ እዩ፡፡ ጓልኩም ንወድና ክባሃል ከሎ 3+ ዓበይቲ ሰባት ተላኢኾም እዛ ጓልኩም ንወድና ደሊናያ ኣብ ዝብልሉ ሰዓት ንመጋየፂ እንጥቀመሉ ዓይነት መጋየፂ እዩ፡፡

ናይ ኦሮምያ ክልል ላዕለዋይ ኣማሓዳሪ ሽመልሽ ኣብዲሳ እዩ፤ ኣብዚ ሕዚ ሰዓት ቡዙሓት ልምዓታት ነታ ክልል ቡዙሕ ዓይነት ለዉጢ እናርኣየ ዝርከብ መራሒ እዩ፤ ንኻልኦት ዉን መርኣያ ክኸዉን ዝኽእል መራሒ ማለት እዩ።

ዝብላዕ ወይ ከዓ ዝስተ ነገር ቅርሺ ኸፊልና እንረክበሉ መዕደጊ ቦታ እንትኸውን ብቀዕሊሉ እዙይ እንዳታ እዩ ከበልና ከይጠየቅነና ቶሎ ኣንቢብና ኣቲና ዝደለናዮ ነገር ንኽንረክብ ዝሕግዘና መፈላጢ እዩ።

ደቂ ኣንስትዮ ኣብ ክሳድና ወይ ከኣ ኣብ እዝንና ብምንጥልጣን ንመጋየፂ ካብ እንጥቀመሎም እንትኾኑ ማንም ጓል ኣንስተይቲ ዋላ ኣነ ንኹን ኣጋይፀ ክወፅእ ደስ ይብለኒ እዩ ዋላ ኽባር እኳ እንተኾነ ማለት እዩ ።

ናይ ብሄራዊ መረዳእታን ድሕንነትን አገልግሎት መፍለዪ ወይ ከዓ አርሚ እንትኸዉን ደቂ ሰባት ወይ ከዓ ባዕልና ከይፈራሕና ድሕንነትና ተሓልዩ ንክንነብር ዝሕግዘና አገልግሎት ወሃቢ ተቋም እዩ።

ናይ በረካ እንስሳ እንትኮኑ ካብ ሰባት ርሒቆም ምስ ባዕሎም እንተዘይኮይኖም ምስ ሰባት ዘይነብሩ ዓይነት እንስሳ እዮም ናይ በረካ ብዕራይ ይበሃሉ ክትሪኦም ከለካ ብጣዕሚ እዮም ደስ ዝብሉ ሰሓብቲ እዮም።

ኣብ ትግራይ ካብ ዝርከቡ መስሕብ ቱሪዝም ሓደ ኮይኑ ካብ ከዉሒ ብእምኒ ተፈልፊሉ እዩ ተሰሪሑ፤ ካብ ደገ ብምምፃእ እዉን ጎብነይቲ ዝሓሸ ኣታዊ ዝርከበሉ ቦታ እዩ፡፡

ደቂ ሰባት ካብ ዝጥቀምሎም መፅሓፈትን ጋዜጣን ፍልጠት ንምዕባይ እቲ ሓደ እዩ። እዚ እንርእዮ ዘለና ከዓ ብቋንቋ ትግርኛ ዝተፃሓፈ ናይ መፅሓፍ ፀሎት ዝፀሓፈ መን ይባሃል?

ደቂ ሰባት ፍልጠቶም ካብ ዘዕብይሉ ሓደ መፅሓፍትን ጋዜጣን እዩ። እዛ እንሪአ ዘለና ንጉስ ነብሰይ እየ ዝብል ደግዓዊ ግጥምታት ዝብል ዶ ብመን ተፃሒፋ ዝቀረበት መፅሓፍ እያ?

ናይ ንግድን ምትዕድዳግን ዝካየደሉ ቦታ እንትኸዉን ቡዙሕ ግዜ ኣብ ቅነ ዓመት በዓል ክኸዉን ከሎ ቡዙሓት ኣባጊዕ ንመሸጣ ኸምኡ ዉን ገዛኣይ ዉን ክገዝእ ይመጽእ ።ዋላ ይኹን እምበር ደስ ኢሉና ንዓመት በዓል ስለዝኾነ እናተሓጎስና ንገዝአን እየን።

መሰረታዊ ግልጋሎታት ካብ እንብሎም እቲ ሓደ እንትኸውን ሰባት ኩሉ ግዜ ኣብ ቁርሲ ይኹን ኣብ ምሳሕ ኣብ ድራር ኮታስ ኣብ ዝኾነ ዓይነት ምግቢ ዘይጠፍእ ፈሳሲ እዚ ሽሙ እንታይ ይበሃል? ዋግኡ ኸ ክንደይ እዩ?

ካብ ዓይነታት ኣትክልትን አሕምልትን ሓደ ዝኮነ በለስ እናተብሃለ ዝፍለጥ ኣብ ከባቢ ዓዲ ግራት ወይ ከዓ ዓጋመ ዝበቁል ተክሊ እዩ። ብዙሕ ግዜ ጣዕሙ ብጣዕሚ ጥዑም ካብኡ ከዓ ኣብ ክረምቲ ግዜ እንተዘይኮይኑ ስለ ዘይርከብ ኩሉ ግዜ እናነፈቅካዮ ትነብር።

ቤት ምግብን መስተን ካብ ዝኾኑ ሓደ ባህላዊ ቤት ምግቢን እንዳስጋን ብዝብል እንፈልጦ ቦታ ኣብ ውሽጡ ከም ለስላሳ፣ ቢራ ዓይነታት መስተ እንረኽበሉ ቦታ እንትኾን ፍሉይ መፍለጢ ቦትኡ ወይኸዓ ሽሙ እንታይ ይባሃል?

ኣዲዳስ ዝብል መፍለዪ ዘለዎ ጫማ እንትኸውን ሽፍን ጫማ እዩ። ብዙ ግዜ ኣወዳት እዚ ጫማ ገይሮም እንተርኢና ብጣዕሚ ክባር ከምዝገዝእዎን ድሓን ቀርሺ ከምዘለዎም ንመፍለጥን ይኸውን።

ካብ ስራሕቲ ጥበብን ባህልን ሓደ ዝኾነ ሓበሻ ቀሚስ እናተባህለ ዝፍለጥ ክዳን ወይ ካዓ ዙርያ ተባሂሉ ዝፍለጥ እንትኸውን ሓደ ዓይነት ተኸዲኖም ብፍሽኽታ ደስ ባሃልቲ ወድን ጓልን ይርከቡ።

እዚ ፀናፅል ተባህሉ ዝፍለጥ ካብ ሃይማኖታት ዝጥቀምሉ ናይ ሙዚቃ መሳሪሒ ሓደ ዝኮነ ኣየናይ ዓይነት ናይ ሃይማኖት ተከተልቲ ይጥቀምሉ ?

ብአብዝሓ አብ ማእከል ወይ አብ ወሰን አስፋልቲ ካብ ዝትከሉ ተክልታት ወይ ከዓ እፅዋት ሓደ ዝኮነ ሰባት ብአብዝሓ ፅላል ከምኡ እውን ንፋስ ንከምፅአልና ካብኡ ሓሊፉ ንመማላክዒ ዝጥቀምሉ ዓይነት እፅዋት እንታይ ተባሂሉይበሃል?

ናይ ሃይማኖት ስርዓት እዩ ።ኦርቶዶክስ ተዋህዶ ሃይማኖት ዘለዎም ሰባት ጥዋፍ ብምሓዝ ኣብ ውሽጢ ቤተ ክርስትያን ተሰብሲቦም ሃይማኖት ስርዓት እናካየዱ እንትኸውን፣ አነ እውን ብምሒር ምቅናእ ኣብቲ ቦታ ንሱ ተዝከውን ይብል።

ናይ በረካ እንስሳ ዝኮና ዜብራ እንዳተባሃላ ዝፍለጣ ዓይነታት እንስሳ እንትኮና ምስ ሰባት ዘይነብራ ካብ ሰባት ብደንቢ ርሒቀን ዝነብራ ዓይነት እንስሳ እየን። ክተርእየን ከላካ ፅቡቅ መልክዕ ኣለወን።

መስቀል እናተብሃለ ዝፍለጥ ብኣብዝሓ ናይ ኦርቶዶክስ ተዋሃዶ ሃይማኖት ሰዓብቲ ዝኮኑ ሰባት ብማዕተብ መልክዕ ሃይማኖቶም ዝገልፅሉ እንትኸውን እዙይ ካብ ምንታይ ይስራሕ ኣብ ምንታይ ከባቢ'ከ ይዝውተር።

አልዋሶ ተበሂሉ ዝፍለጥ ዓይነት ቁኖ ተቆኒና ብጣዕሚ ኣጥዒሙላ፤ ዓይና ቆላሕ ኢሉ፤ ወቂባን ፀቢቓን ንኽትረአ ሓጊዝዋ አሎ።

ካብ ዓይነታት ስራሕ ሓደ ዝኮነ ቡና ኣፍሊሕካ ንሰባት ብምቅራብ ዝርከብ ስራሕ እዩ:: እዛ ሰበይቲ ደስ ብዝብል ፍሽክታ ቡና እናቀለወት ትርከብ።

ብዙሓት መሶብ ብሓደ አሲሩ ወይ ከኣ አጣሚሩ አብ ማእገሩ ተሸኪሙ እናኸደ ይረአ:: እዚ ከዓ ካብቶም ስራሕ ኢልና ንፅዉዖም ሓደ ዝኮነ መዓልታዊ ስርሑ ናይ ጉልበት ግን ከዓ መድከምቲ ስራሕ ሓደ እዪ ።

ሃፀይ ቴድሮስ ይብሃል። ናይ ኢትዮጵያ መራሒ እንትነብር ካብቶም ተፈለጥቲ ሰባት ወይ ከዓ ፅዕንቶ ዘሕድሩ ሰባት ሓደ እዩ ::ንሃገሩ ክብል ጥይት ብገዛእ ርእሱ ባዕሉ ሰትዩ ዝሞተ ሰብ እዩ:: እቲ ታሪኩ ብጣዕሚ ካብ ዘሕዝን ታሪክ እዩ::

አብ ትግራይ ክልል ዝርከባ ሕብረተ ሰብ ተጋሩ ቆልዑ ብሓደ ተአኪበን፣ ደስ ዝብል ፈቶ ተላዒለን፣ ርኢካ ዘይፅገብ ፈቶ ብሓንሳብ ኮፍ ኢለን ዝተለዓለኦ ፈቶ እዩ።

ኣብ እንዳ ጽሕፈት መሳርሒ ካብ ዝርከቡ ወይከዓ ካብ ዝሽየጡ ዓይነታ ደፍተር ሓደ እንትከዉን ሲነርላይይን እናተብሃለ ዝፍለጥ እንትከዉን ረጉድን ካብቶም ካልኦት ደፍተራት ፍልይ ዝበለን ደስ በሃልን እዩ።

ፖለቲከኛታት እንትኮኑ ኣብ ወቅታዊ ጉዳይ ስለ ሃገሮም እናተዛተዩ ወይ ከዓ ገና ንከዛተዩ መጀመርያ ክራከቡ ከለዉ ብታሓጓስ ሰላምታ እናተለዋወጡ ይርከቡ::

ሕጊ መኽበርቲ ካብ ዝክደንዎም ክዳናት እተኸደነ ሰብ ሓደ እንትከውን ናይ ኢትዮጵያ መራሒ ብፍቅሪ ናይ ሰላምታ ምልክት እናራአየ ይርከብ።

ናይ መኪና ኣቁሑ መለዋወጢ ዝሽየጦ ቦታ ምካኑ ንመፍለጢ ካብ እንጥቀመሉ እንትከውን ሰባት ቡዙሕ ግዚኣም ከይጥፉኡን ድካም ከይገበሩን ተሎ ንክፈልጥዎ ዝሕግዞም መፍለይ እዩ::

ኣብ ከባብታት ኣዲስ ኣበባ ኣብ ወሰን ፅርግያ መብዛሕትኡ ኣብ ሑቂአን ብምንጥልጣል እናዘሩ ዝሸጡ ክዳን ፣ ጫማ ክኮን ይኽእል ናዘሩ ካብ ዝሸጡ ብጣዕሚ መድከሚ ካብ ዝኮነ ስራሕ ሓደ እዩ።

ኣብ ኦሮምያ ክልል ብኣብዝሓ ኣብ ባሌ ከባቢ ዝክደን ዓይነት ኣከዳድና እንትከውን መብዛሕትኡ ኣብ ኣባ ጋዳ ስርዓት እቲ ፕሮግራም ክካየድ ከሎ ደስ እናበሎም ሰባት ታሓጊሰንን ዕለት ንከክብራ ዝክደኖኦ ዓይነት ክዳን እዩ።

ንቡና ምስታይ ንጥቀመሉ ፍንጃል ዋላ ድኣ ይኹን እምበር እቲ ወሰን ወሰኑ ግን ብጥበብ ማዕሪጉ ስለ ዝተሰርሐ ናይ ዓድኻ ባህሊ ንኽተስታውስ ስለዝሕግዘካ ብጣዕሚ ደስ ዝብል እና ፍሉይ ይገብሮ ደስ ኢልካ ንክትሰቲ እዉን ይገብረካ።

ኣብ ኣምሓራ ክልል ብኣብዝሓ ኣብ ከባቢ ጎጃም ካብ ዝክደንኦ ክዳን ፀጉረን ተላፅየን ብዙሕ ዘየንውሕኦ ደቂ ኣንስትዮ እንትኾና ብዙሕ ግዜ ተነፋፊቐን ብጣዕሚ ብፍቅሪ እናተሰዓዓማ ይርከባ፡፡

ካብ ዓይነታት መጋየፅን መመላክዕን ሓደ ዝኾነ ተፈጥሮአዊ ዉህድ በነና እዩ፡፡ በነና ገፅካ ምቕባእ ቅላጡ ይኹን ዋላ እቲ ናይ ውሽጢ ኣብ ሰሙን ውሽጢ ብዙሕ ለውጢ የርኢ፡፡ ገፅካ ከዓ ብጣዕሚ ንፁርን ድሙቕን ኮይኑ ንኽርአ ይሕግዝ፡፡

ሰዓብቲ እሰልምና ሃይማኖት መሰረታዊ ግልጋሎት ናብ ዝረኽብሉ መስጊድ ቦታ እንዳተባሃለ ዝፍለጥ ቦታ ኣብ ሰሙን ሓንቲ ማዓልቲ እንዳኸዱ ዘክብርዎ እንትኾኑ እዚ መዓልቲ እዙይ እንታይ መዓልቱ እዩ ?

ካብ ትውፊታት ጥበብን ባህልን ሓደ ዝኾነ ሁራ ሠለስተ እናተብሃለ ዝፍለጥ ፀወታ ብኣብዝሓ ብዓዲ ግራት ኣጽቢ ከባቢ ዝጥቀሙሉ ፀወታ እንትኸውን ብኸመይ ዓይነት ሰባት ይዘዉተር? ይፅወት? ወይከዓ ኣብ ከመይ ዓይነት ሰዓት ይጽወት?

ደቂ ሰባት ካብ ንትራንስፖርትን ተሽከርከርትን እንጥቀመሎም ሓንቲ ዝኾነት ዓይነት መኪና ብኣብዝሓ ድማ ንእምኒ መጓዓዓዚ እንጥቀመላ እዚኣ እንታይ ተባሂላ ትፍለጥ? ወይከዓ ሽማ እንታይ ይባሃል?

እዚ ንግድን ምትዕድዳግን ዝካየደሉ ቦታ ስፖር ማርኬት ወይ ክዓ ናይ ኣቁሑ መሸጣ ቦታ እናበልና ንፈልጦ። እዚ ኮስሞ ኣብኡ ንረክብ። እዚ ክዓ ብኣብዝሓ መን ይጥቀመሉ?

ኣብ ኢትዮጵያ ኣብ ሙዚቃ ካብ ዝነጥፉ ሰባት ሓንቲ ዝኾነት ሜላት ቀለመ ወርቂ እናበልና እንፈልጣ ሙዚቀኛ እንትትኸውን ይ ክንደይ ዓይነት ስራሕቲ ናብ ሕዝቢ ኣቕሪባ ኣላ? ምምንታይ ቛንቋ ኸ እትነጥፍ ሙዚቀኛ እያ?

እዞም ኣብ ወንበር ኮፍ ኢሎም ብዛዕባ ህሉዉ ኩነታት ፖሎቲካ እናተዛተዩ ዝርከቡ ዓበይቲ ሰባት ናይ ምንታይ ሃይማኖት ሰዓብቲ ኣቦታት እዮም ?

ኣብ ገዛና ኮፍ ንምባል ንመጋየፂ ካብ እንጥቀመሎም ዓይነታት ወርቂ መሶብ ሓደ እንትኸውን ክትሪኦ ከለኻ ብጣዕሚ ሰሓባይን ማራኻይን ካብ ዝኮነ ዓይነታት ባህሊ ሓደ እዪ ።

ናይ እትዮጵያ ንግድ ባንክ መፍለይ ወይ ከዓ አርሚ እንትኸውን ቡዙሕ ግዜ ሲቪኢ ብር እናተበሃለ ኩሉ ግዜ አብ ዘለኻዮ ቦታ ኩሉ ነገር ከም ዝከኣል ዘፍልጠና ብዙሕ ስራሕ ዘቅልለልናን ዓይነት አርማ እዩ።

ደቂ ኣንስትዮ ንመጋየፅን መመላክዕን ካብ ዝጥቃማሎም ሓደ እቲ ባህላዊ ኩሕሊ እንትኸውን እዚ ዋግኡ ክንደይ እዩ? ኣብ ምንታይ ከባቢ ከ ንረኽቦ?

ኣብ ከባቢ ዓፋር ዝኽደን ናይ ባህላዊ ጥበብ ክዳን እንትኸዉን መብዛሕቲአን ደቂ ኣንስትዮ ዓፋር ዝኽደንኦ ናይ ባህሊ ጥበብ እዩ ተከዲነንኦ ክትሪአን ከለኻ ኸኣ ደሚቅ ስለ ዝኾነ ብጣዕሚ እዩ ደስ ዝብል።

ካብ ዓይነታት መጓዓዓዝትን ተሽከርከርትን ሓንቲ ዝኾነት ባቡር እንትትከውን ብዙሕ ሰብ ዝጥቀመላ ብሓደ ግዜ ብዙሕ ሰብ ናይ ምሓዝ ዓቕሚ ዘለዋ ከምኡውን ብኽፍሊታ ዓዐርዩ ዝተሓተ ስለዝኾነ ብዙሕ ሰብ ንኽጥቀመላ ዝደልያ ዓይነት ተሽከርካሪ እያ፡፡

ኣብ ገፊሕ ኣዳራሽ ፖለቲከኛታት ወይ ከዓ ተፅዕኖ ፈጠርቲ ሰባት ብሓደ ኮይኖም ብዛዕባ ሃገር ክከዉን ይክእል ኣብ ህልዉ ኩነታት እናዘተዩ ዝርከብሉ ቦታ እዩ። እዚ ከዓ ደስ ዝብል ኮፍ መበሊ ናይቲ ኣዳራሽ መልክዑ ብጣዕሚ ሰሓባይን ቆንጆ እዩ ።

ሰዓብቲ ሃይማኖት ክርስትና ሕብረተሰብን ስድራን ተአኪቦም ብሓደ አብ ቤተክርስቲያን ክኸውን ይክእል ወይ ከዓ አብ ጥምቀት ቦታ ተአኪቦም ከውዕሉ እንከለው እቶም ናይቲ ሃይማኖት ተከተልቲ ሰባት አብ ርእሶም ዝሽከምዎ ነገር እንታይ ይበሃል ?እንታይ ከ ይሽፈን?

መሰረተ-ልምዓት ካብ እንብሎም ንደቂ ሰባት መናባብሮ እቲ ሓደ ቁልፊ ዝኾነ ሓረስታይ እዩ። እዚ ሓረስታይ ዝጥቀመሉ ዘሎ ክልተ ዓይነት እንስሳ መን ይበሃሉ ? ፆቶኦም ከ እንታይ እዩ?

ሰዓብቲ ሃይማኖት እስልምና ዝኾና ደቂ ኣንስትዮ ብኣብዝሓ ኣብ ፀጉረን ዝጥምጥምኦ ዓይነት ሻርቢ ወይ ከዓ መጠምጠም እንታይ ተባሂሉ ይፍለጥ ወይ ከዓ ሽሙ እንታይ ይበሃል?

ዓይነታት መጋየፂ እንትኮኑ ደቂ ኣንስትዮ ኣብ ክሳድ እግረን ከም ኣብ ክሳድካ ዝግበር ዕንቂ ይገብራ፣ ከም ኣብ ክሳድ ዝግበር ኣብ ፅፍረን ድማ ኣዝማልቶ ይቅብኣ እሞ ሰሓባይን ደስ በሃልን ንክኸውን ይገብሮ፡፡

ናይ ቀደም ናይ ኢትዮጵያ መራሒ ዝነበሩ ሃፀይ ምንሊክ እናተባህሉ ዝፍለጡ ፍሉጥ ሰብ እንትኾኑ ኣብዚ ሕጂ ሰዓት ብዛዕቦኦም ብዙሕ ታሪክ ተፃሒፉ ይርከብ፡፡ ብዙሕ ሰብ የድንቖም፤ ብዙሕ ሰብ ከዓ ይፀልኦም፡፡

አብ ሓደ ኸባቢ ዝርከቡ ሕብረተ ሰብን ስድራን ሓደ ዓይነት ክዳን ብምኽዳን ናይ ዝኮነ ዓይነት ብዓል ንምብዓል ተአኪቦም ይርከቡ። እቲ አከዳድነአም ከዓ ብጣዕሚ ስሓባይን ዝድነቕን እዩ።

አብ ጥንታዊት ከተማ አክሱም ካብ እንረኽቦም ናይ ምንጪ ኣታዊ ዝኾኑ መስሕብን ቱሪዝምን ሓደ ዝኾነ እዚ ካብ ምንታይ ተፈልፊሉ ዝተሰርሐ እዩ?

ኣብ ክሳድ ካብ ዝንጥልጠሉ መጋየፅታት ሓድ ሃብል እንትኽዉን ካብ ወርቂ ዝተሰርሐ ሃብል ብጣዕሚ ክባር ዝኾነ ወርቂ ካብኡ ዝተሰርሐ ኣብ ክሳዳ ሃብል ኣንጠልጢላ ትርከብ ።

ብዙሕ ግዘ ካብ ቆርበት ዝስርሑ ቁልፊ ንስረ መዕጠቂ እንጥቀመሎም እንትኾኑ ካብ ዓድና እዩ ዝርከብ ናብ ወፃኢ ዝኣቱ ኣቅሓ የብሉን ኩሉ ግዘ ብኣና ስለ ዝኾነ ኣዋፃኢ ዝኾነ ጣዕሳ ዘይብሉ ስራሕ እዩ።

ደቂ ኣንስትዮ ንመጋየጽን መመላኽዕን ካብ ዝጥቀማሎም ኣብ ከንፈረን ብምቕባእ ንመለስለሲ ከምኡ እውን ፀቢቀን ንኽረኣያን ዝጥቀማሉ ዓይነት መመላኽዒ እንትኸውን ሽሙ እንታይ ይባሃል? ኣብምንታይ መሸጣ ቦታ ኸ ንረኽቦ?

ካብ ህንፃ ስረሕቲ ሓደ ዝኮነ ሰባት ንመስሕብ ቱሪዝም ካብ ዝጥቀምሉ ህንፃ ሓደ እዩ። እዚ ከዓ ንክንዝናነ ግዘ ንክነሕልፈሉ ብጣዕሚ ደስ እናበለና ብዙሕ ሰዓት ንክነሕልፈሉ ንጥቀመሉ ቦታ እዩ።

ኣብ ትግራይ ክልል ኣብ ከባቢታት ተንቤየን ዝውለድ እትኸውን ብትግርኛ ሙዚቃ ዝነጥፍ ሰብ እዩ። ኣብ ባህሊ ፣ ኣብ ሃገር ፣ኣብ ፖሎቲካ ኣብ ኩሉ ዓይነት ሙዚቃ ዝነጥፍ እንትኸውን ሽሙ መን ይበሃል ? ናብ ህዝቢ ከ ክንዳይ ዓይነት ስራሕቲ ኣቅሪቡ ኣሎ ?

ናይ ሥራሕ ቦታ እዩ ቅድሚ ሕዚ ናይ ዜይቲ መኣመጢ ዝነበሩ ኃይላንዳት ከምኡውን ናይ ፈሳስ ሳምና ኸውን ይኽእል ዝነበሮም ጐማታት ከይደብረና ንኻልኣይ ጊዜ ኣብ ጥቕሚኸም እኖውዕሎም እናርኤና ይርከብ ከምኡውን ሥራሕ እና ፈጠረሎም ይርከብ።

እዚ ግሪስሊን እናተባህለ ዝፍለጥ ደቂ ኣንስትዮ ንመጋየፅን መመላክዕን ዝጥቀማሉ ዓይነት ቅብኣት እዩ፡፡ እዚ ኣብ ምንታይ ቦታ እናተሸጠ ንረኽቦ?

ኣብ ሙዚቃ ከምኡ እውን ኣብ ኪነት መዘናግዒ ካብ ዝነጥፉ ሰባት ሓደ ዝኾነ እዚ መዘንግዕ እናበልና እንፈልጦ ፍሉጥ ኪነት ተጫዋታይ ሰብ እንትኸውን ክንደይ ዓይነት ስረሓቲ ኣበርኪቱ ?

ብዙሓት ፖቲካኛታት ንሃገርና ክነግልግል ኢና ብዝብል መሪሕ ቃል ናብ ህዝቢ ገፆም ብምግባር የማናይ ኢዶም ብምውፃእ ቃል እናተዉ ይርከቡ፡፡ እዚ ነገር እዚ እኳነ ኣነ ቡዙሕ ዘድንቆ ዓይነት ኣይኮነን፡፡

ናይ በረኻ እንስሳ እንትኸውን ካብ ዘርእታት ዒፍ ሓንቲ እያ። ብኣብዛሓ ኣበይ ከባቢ ንረኽባ? መዓዝ ወቅቲ ከ ቡዙሕ ግዜ ትረኣ? ፉሉይ ሽማ መን ትባሃል?

ናይ በረኻ እንስሳ እንትኸውን ቡዙሕ ግዜ ጉማሬ እንዳተባሃለ ይፍለጥ፡፡ ብመልክዑ ብጣዕሚ ሕማቅ ዝኾነ ብሰውነቱ ድማ ብጣዕሚ ገዙፍ ካብ ዝኾኑ እንስሳ ሓደ እዩ፡፡ ክትሪኦ ብጣዕሚ ዘፅልእ ዓይነት እንስሳ እዩ፡፡

ንእሽተይ ማሽን ብምጥቃም ድኑሽ ከቲፍካ ብዘይቲ ብምጥባስ ዝሽየጥ ዓይነት ስራሕ እንትኸውን ንእሽተይ ዋላ መድከሚ እንተኮነ ግን ከዓ አታዊ ዘለዎ ዘይነዓቅ ፅቡቅ ስራሕ እዩ።

ካብ ዓይነታት ምንቅስቓስ ወይ ከዓ ስፖርት እናተባህለ ዝፍለጥ ዓይነት ሓደ እንትኸውን፣ እዚ እዛ ጓል ሒዛቶ ዘላ ሽሙ እንታይ ይበሃል? ንምንታይ ከ ይጠቕመና?

ናይ ገዛ ኣቁሑ ካብ ዝኮኑ ብኣብዝሓ ኣብ ገዛ ውሽጢ ንመብራህቲ ወይ ከዓ ንሃይማኖት መክበሪ እንጥቀመሉ ዓይነት ብርሃን እትከውን ካብ ምንታይ ይስራሕ ?

ሠለስተ ተምሃሮ መጽሓፍ በምግንጻል ደስብዝብል ፍሽኽታ ተሓጕሰን እናንበባ ይረከባ ኣብ ትምህርቲ ቤት ከዓ ኣብ ገዛኸዉን ይኽእል ግን ደስ ብዝብል ስሚዕት እናንበባ ይረከባ ብሓዲኾይነን

ኣብ ትግራይ ክልል ካብ ዝርከቡ ካብ ተፈጥሮን ኣከባብን ሓደ ዝኾነ መንበሪ ገዛ ኣብኡ ዝርከቦ ብፀግዒ ከዓ ጎቦ እናተብሃለ ዝርከብ ተፈጥሮ ኣብ ጥቂኡ ዘለዎ ኣብ ምንታይ ከባቢ ይርከብ ንምንታት ኣገልግሎት ከ ይውዕል ?

ናይ ንግድን ምትዕድዳግን ቦታ ዝኮነ እዚ ዕዳጋ እንዳተባህለ ዝፍለጥ ቦታ እዩ። ኣብዚ ከባቢ ብኣብዝሓ እንታይ ክንረክብ ንክእል?

ጋላክሲ ኤስ ዒስራ እናበለት እትፍለጥ ዕዓይነት ኤሌክትሮንክስ ወይከዓ ሞባይል እንትትከውን ካሜርኣ ብጣዕሚ ንጹር ካብ ምዃኑ ዝተለዓለ ፈቶ ተላዒልካ ኣፍቲ ኸባቢ ብዘሎ ብኣካል እተምጥስሎ ደሥ ብሃሊት ካሜራ ወይከዓ ምስልኪ እያ።

ቤት ምግብን መስተን እንትኸውን ደቂ ሰባት ዝደለይ ወዓይነት ምግቢ ኣዚዞም ዘይስእንሉ ከም ሥጋ ዘይበሰለ ጥረሥጋ ቀይሕ እንጀራ ፃዕዳጣፍ እንጀራ ከምኡውን ቁርጥ ኾኑ ይኽእል ዝደለይ ወዓይነት መስተ ዝረኽሉ ቦታ እዩ።

ኣብቲ ትግራይ ክልል ሓንቲ ጓለን ስተቲ ጠኒሳ ልዕሊሽዱሽተወርኁ ኾኾናኸሎ ገዓት ብምባል እተኽብሮ ዓይነት ባሕላዊ እንትኸውን እዙይ ከዓ ንመጋየጺ እንጥቀሞ ኣብቲ ጊዜ ገዓት ንምጋይጺ እንጠቀሞሉ እዩ ዝዝዘሐሉ ፕሮግራም።

ሓደ ዓይነት ክዳን ብምክዳን ደቂ ተባዕትዮ ከምኡ እውን ደቂ ኣንስትዮ ኣብ ሓደ ቦታ ተሰብሲቦም ኮፍ ብምባል መምህር ከዓ ጠጠው ኢሉ ኣብ ትምህርቲ ቤት ኣብ ክላስ ውሽጢ እንታይ እንዳገበሩ ይርከቡ ?

ናይ ገዛን በረካን እንስሳ ብምባል እትፍለጥ እዚአ መልክዓ ንሰባት ትመስል ስርሓ እውን ናብ ደቂ ሰባት ዝመሳሰል ዓይነት እንስሳ ሽማ መን ትበሃል?

ካብ ዕንጨቲ ተጸሪቡ ዝተሠርሐ ንምሕባር ከምኡውን ጸብሒ ንምጽባሕ እንጠቀመሉ ናይ ገዛ ኣቕሑ እንተኸውን ንሱሩኁ ምቕሉልን ንምጥቃሙ ንምሕጻቡውን ብጣዕሚ ቐሊል ጊዜ ዘቕጥብ ከምኡን ድኻምካ ዘቕንስ ናይ ገዛ ኣቕሑ እዩ።

ካብ ዓይነታት እፅዋት ሓደ ዝኾነ እዙ ዓይነት ተኽሊ ኣበይ ከባቢ ብኣብዝሓ ይወቊል ተተኺሉ ኽሳዕ ዝበቈልከ ክንደይ ጊዜ ይወስደሉ መኣዝ ወቕትኸ በሲሉ ናብ ምግብነት የቐርብ

ንትራንስፖርት ካብ እንጥቀመሉም ተሽከርከርቲ ሓንቲ ኮይና ጋሪ ትበሃል ንእክሊ ንሰብ ንአቅሑ መጎዓዓዚ ንጥቀመላ ሓንቲ ተሽከርካሪቲ እያ፡፡

ብዙሓት ቆልዑ ኣብ ሓደ ቦታ ተሰብሲቦም ብዙሕ ፍልጠት ካብ መምህሮም ዝቕስሙሉ ቦታ ወይ ከዓ ትምህርቲ ቤት እንትኸውን እቶም ቈልዑ ደስ ኢልዎም ከይተረበሹን ከይተቸገሩን ብሓደ ጊዜ እናተፃወቱ ዘሕልፉሉ ቦታ እዩ፡፡

እዙ ብርጭቆ እንትኸውን ማይ ንምስታይ እንጠቀመሉ ዓይነት ናይ ገዛ ኣቕሑ እዩ ግን ከዓ ብጣዕሚ ጥንቃቓ ዝደሊ እንተዘይተጠንቅቕናዮ ተሎኽ ስበር ዝኽእል ኣይነት ኣቕሑ እዩ ስለዙይ ተጠንቂቕካግን ብጣዕሚ ደስቢ ሃለቕሓእዩ፡፡

ናይ ጹማዕ መሸጢ ቦታ ምዃኑ መፍለጢ እንትኸውን ወዲያው ተሠሪኁ ሽዑ ንሽዑ ተሠሪሑ ኸይጸንሐ ተሎ ዝውሃበካ ናይ መሸጢ ፁማዕ ምዃኑ ንመፍለጢ እንጠቀሞኣሉ ቦታ እዩ።

ደቂ ኣንስትዮ ተፈልየን ንኽርአያ ወይ ከዓ መጋየፂ ክኾነን ዝጥቀማሉ ኣብ ክሳደን ዘንጠልጥልኦ እዚ ንሪኦ ዘለና ምስሊ እንታይ ተባሂሉ ይፍለጥ ?

ካብ ሃፍቲ ተፈጥሮን ኣከባቢ ሓደ ዝኾነ እዚ ንዓይንኻ ሰሓባይን ውቅብን ሓምለዋይ ቦታ ምስኡ እውን ዝለመዐ ናይ ማሕረስ ቦታ ዝርከቦ ኣብ ምንታይ ከባቢ እዩ?

ናይ ቅድሚሕእዚ ጶሎቲከኛ ናይ ሕዚ ኸዓ ካፍቶም ተፈለቲ ሰባት ወይከኣጽዕ እንተ ፈጣሪ ናይ ትምህርቲ ምንስተር ሓላፊ ዝኾነ ብርሃኑ ነጋ እንተኸውን ኣብሕ ሰዓት ንኢቲጴያ ብትምህርቲ ሓድሽ ሕጊ እናምጽአ ንሓመሳ ዝርከብ ኣይነት ሰብ እዩ።

ብኤለክትሪክ ዝሰርሕ ማሸን ብምጥቃብ ድንሽ እናቆረፅካ ችፕስ ብዝብሃል ስራሕ እንጠበስካ ካብ ዝሽየጥ ስራሕ ሓደ እንትኸውን ንኡሽተይ መድከሚ ዋላ እኳ እንተኾነ ግን ከዓ ብዙሕ ቅርሺ ዝርከቦ ስለዝኾነ ፅቡቕ ስራሕ እዩ፡፡

ናይ ጽሕፈት መሣር ኻብ ዝኾኑ ሓደ ናይ ማኅደር መትሐዚይ እንትኸውን ዝኾን ይኹን ዓይነት ማኅደር ንመቐማጥን ጠቀመሉ ብብይ ዓመቶምህረቱ ድኅር ድኣ ፈሊና ኣሚጥናዮ ኣብ ንደልሉ ሰዓት ኣጸጋሚ ዘይገብሮ ኣው ሥራሕና ዘቐለልና እዩ።

ንመጋይጽን መመላኽእን ካብ ነጥቀመሎም ዓይነታት ሓደ ምህርቲ ዝኾነ ናይ ዕረ ሳምና ተፈጥራዊ ኣብ ኢቲጴያ ዝሥራሕ እንትኸቡን ልጣዕሚ ኣድናዖት ካብ ዝጐብኦ ዓይነት ደርጀት ሓደ እዩ

ጸጕራ ባሕላዊ ቊኖዕ እናተብሃለ ዝፍለጥ ዒይነት ሥራሕ ጸጕሪዮ ከዓ ተቖኒና ደስኢልዋ እናሰሓቐት ትርአላ ኣብ ኢዳውን ጽቡእ መመላኽዒ ገይራ ኣብክሳዳውን ክኡም መመላኽዐ ገይራ ደስበሃሊ ፍሽኽታ እናርአየትላ

ኣብ ትግራይ ክልል ካብ ዝነጥፉ ዘለው ዘይ መንግስታዊ ተራድኦታት ሓደ ዝኾነ ናይ ኤሜሪካ ተራድኦ ኣብዚ ሕዚ ስዓት ብእቲ ጦርነት ምኽንያት ንዝተፈጠረ ችግር ቡዝሕ ኽፍተት እናሸፈነ ዝርከብ ፡፡እዚ ምስሊ ወይ ክዓ ባንዴራ ናይ እንታይ መፍለዪ እዩ ?

ኣብ መሸጣ ሱፑርማርከት ካብ ዝርከቡ ኣቑሑ ሓደ ዝኾነ ቸኮሌት እዳተበሃለ ዝፍለጥ ንምግብነት ዝውዕል ዋግኡ ክንደይ እዩ? መዓዝ ከ ተጀሚሩ?

ደቂ ኣንስትዮ ንመጋየፅን መመላኽዕ ካብ ዝጥቀማሉ ሓደ ዝኾነ ቫዝሊን እናተባህለ ዝፍለጥ ኸምኡውን ንቆልዑ ንሰውነቶም ድሕሪ ምሕፃብ እንጥቀሞ ዓይነት ቅብኣት እንትኸውን ኣብ ምንታይ ከባቢ ይሽየጥ? መዓዝ ከ ተጀሚሩ?

ኣብ ሙዚቃ ካብ ዝነጥፉ ሰባት ብሙዚቃ ትግርኛ ፉሉጥ ዝኾነ ኣብ ፖሎቲካ፣ ኣብ ናይ ባህላዊ ሙዚቃ ዝነጥፍ እዚ ደራፊ ሽሙ መን ይበሃል? መዓዝ ዓመተ ምህረት ከ ስራሕ ጀሚሩ?

ቤት ብልዕን መስተን እንትኸውን ዝብእዩ ወይ ከዓ ዝስተ ነገር ዝርከቦ ከዓ ሽየጦ ቦታ እዩ እዝቦታ ኣብዝሓ ጊዜ ኬክ ይርከቦ ከ ከዓ ኽንበልዖ ኸለና ብጣዕሚ ሰላም ካብ ዝቡና ደስእ እናበሉና ኻብ እንምገቦ ዓይነት ምግቢ እዩ።

ሥራሕቲ ባህልን ጥበብን ኮይኑ ግን ከዓ ብዙኅ ጊዜ ኣብ ጊዜ ፋሽን ወይ ከዓ ንምርኢት ፋሽን ክጥቀማ ዝኸዶኖዑ ኽዳን እዩ ዛጓሌን ስቲይቲ ርኢኻ ከይ ኣድነቕካ ምሕላፍ ብጥዕሚ እዩኸቢት ደስቢሃሊትን ክትድናቕ ዝግብኣን እያ::

ኣብ ርርካብ ኤርጶርት ወሪደን ናብ ጕዕዞ ናብ ቱርዝም መስሕብ እናገበራ እንተረከባ ጽቡቕ ክዳን ብናይ ዓደን ባሕሊ ደስብል ጥበብ ናኢትጵያ ምፍለይ ዘለዎ ጥበብ ተኸዲነን የረከባ።

አብ ክፍሊ ሕርሻን ግብርናን ካብ እንረኽቦም ሓደ ዝኾነ ፈልሲ እናተበሃለ ዝፍለጥ ተኽሊ እንትኸውን ከመይ ገይርና እንተኺልናዮ ኢና ፅቡቅ ውፅኢት እንረኽበሉ? አብ ምንታይ ዓይነት ባይታ ተዝኸውን ከ ይምረፅ?

ናይ መንበር ገዛ እንትኸውን መስኮቶ ኻብጣውላ በርውን ካብ ጣውላ እቲ ገዛ ኸዓ ብእምንን ብጭቃን ዝተሠርሐ ናይ ባሕላዊ ገዛ እንትኸውን እቲ ጓል ኣፍትርኒስትራ ጠጠ ብምባል ተመሲጣ ዝኾነ ነገር እና ረየት ትርከብ።

ከበርቲ ነገራት ንመቑራጽይ ከዓ ንምልኃም ከም ኣምነት ናይ መኪና ኣቝሑ ኾን ይኽእል ንምሥራሕ ካብ እንጥቀመሎም ዓይነታት ማሽን ሓደ እንትኸውን ጊዜ ኻቖጢብካ ከምኡውን ድኻምካ እትጥቕጥበሉ ዓይነት ማሽን እነ።

ካብ ዓይነታት መስተ ሓደ ዝኾነ ቅዱስ ገይርጊስ እናተብሃለ ዝፍለጥ ዓይነት ቤራ እንትኸውን ክትሰቱኸለኻ ሽዑ ዋላ እንተ ዘይተጓድአ ግን ኣልኰል ስለ ዘለዎ ንጥዕናና ጠቓሚ ሰቲኻዮም ካብ ዘጣዕ ስኻ ሓደ ዓይነት መስተ እዩ

ኣብ ኣምሓራ ኽለል ብዝቐረቡ መዓድናት ብዙኅ ቕርሺ ከም ዝተረኸበሉ ንምፍላጥ ካብ ዝተነገረሉ ዘይና ኣውታር እዩ እዙይ ከዓ ብቐሊሉ ናይ ሃገር ኲነታት ኣበይ ከም ዘለ ንምፍላጥ ንጥቀመሉ፡፡

ብዙሕ ሰብ ካብ ዝጠቐመሎም ማሕበራዊ ሚድያ ሓደ እንትኸውን እዙይ ስናብሻት ይበሃል፡፡ ብዙሕ ጊዜ ፎቶ ኽንላዓል ከኣለና ፅቡእ ኸለር ሂቡ መልከዕና ዝውስኸልና ባዕሉ ኰታስ ኣስተኻ ኺሉ ፅቡእ ፎቶ ንኽህልወና ዝገብር ስለ ዝኾነ ሰባት ንኸድንቑና ይሕግዘና፡፡

ብዙኃት ፍርናሻት ኣብ ርእሱ ተሸኪሙ ካብ ሓደ ቦታ ናብ ሓደ ቦታ እናብ ፅሐ ይርከብ እዙ ዓይነት ሥራሕ ኸዓ መድከም ዋላ እኳ እንተኾነ ግን ከዓ ሠሪኻ ከብድኻት እትመልዓሉ ሥራሕ ስለ ዝኾነ ግደታ ኽሥራሕ ኣለዉ ግን ብጣም መድከምን መሰልተውን እዩ።

ኣብ በራኻ ኻብ ዝነብሩ ወይ ከኣ እንስሳ ናይ ዘገዳም ኢልና ኻብ እንፈልዮም እንስሳ ሓደ እንትኸውን ምስ ሰባት ተላሚዱ ኸነብር ዘይኽእል ፣ ኣብ ጥቓ ሰባት እንተኾይኑ ሰባት ክጐድእ ዝኽእል ዓይነት እንስሳ እዩ፡፡

ካብቶም ንሙዚቃ እንጥቀመሎም ብጣዕሚ ፍሉጥ ዝተባህለ መሳርሒ ሙዚቃ ሓደ እንትኸውን ጊታር እናበልና ንፈልጦ ዓይነት መሳርሒ ሙዚቃ እዩ። እዚ መዓዝ ዓ/ም ተጀሚሩ?

ናይ ኢትየፐጴያ ፌደረሽን ናይ ዓለም ኣትሌትክስ ቀዳማይ ደረጃ ሥልጠንቲ ኣብ ዘመርቐሉ ሰዓት ዝተልዕልዎ ፎቶ እዩ። ብዙይሕ ጊዜ ንመዘከርታ ካብ እንጥቀምኣሎም ኣይነት ሓደ ፎቶ እንታኸውን ደስብሃሊ ፎቶ እዩ።

ካብ ሃይማኖታት ሓደ ዝኾነ ኦርቶዶክስ ተዋህዶ ዝኽተሉ ሰባት እምነቶም ዝግልገሉሉ ቦታ ቤተ ክርስቲያን እንትኸውን እዚ ቤተ ክርስቲያን ካብ ምንታይ ተፈልፊሉ ዝተሰርሐ እዩ? ኣብ ምንታይ ከባቢ ኸ ይርከብ?

ካብ ዓይነታት ፋሽን ሓደ ዝኾነ ቁኖ ደቂ ኣንስትዮ ንመመላክዒ ወይ ከዓ ንፋሽን ንምውድዳር ዝጥቀማሉ ከምኡ እውን ኣብ ኢዳ ተሰሪሓቶ ዘላ ኣብ ጫፍ ኣጻብዕታ ዝርከብ ንፋሽን ንጥቀመሉ እንታይ ይበሃል?

ናይ ክረስትና ሰዓብቲ ሃይማኖት ዝግልገሉ ቦታ ቤተክርስትያን እንዳተባሃለ ዝፍለጥ ቦታ ብሰንኪ ጦርነት ምክንያት ወዲሙ እናተኣራየ ይርከብ። እዚ ከባቢ ኣብ ምንታይ ይርከብ ? መዓዝ ሰዓት ከ ወዲሙ ?

ንመጋይጽን መመላኽዕን ካብ እንጥቀምኣሎም ዓይነታት ውሁድ ሓደ ዝኾነ ኮሚደረ እንትኸውን እዙይ ንገጽና ብምቕባእ ምስ ካልኦት ዓይነት ውሁድ ሓዊስካ ገጽና ብምምልኻዕ ናብ ሰባት እንትንቀርብ ገጽና መልኪዑን ደስኢሉና ኽንቀርብን ሕግዘና

እዚ ብዙሓት ቆልዑ ተአኪቦም ሓደ ዓይነት ክዳን ተኸዲኖም ከምኡ እውን መምህር ከዓ ናሃቱ ኽዳኑ ናይ ደንቢ ኽዳኑ ተኸዲኑ ደው ኢሉ ነዓዓቶም ፍለጠት እናካፈሎም ዝርከብ ቦታ አበይ እዩ?

ካብ ዓይነታት ኣትክልትን ኣኅምልትን ሓደ ዝኾኑ በናና ኣራንሽ ኾምኡውን ኣፑል ብዙኅ ፍራምረ ዘረከቦ ዓይነት ንግዲ ቦታ እንተኸውን ክትበልዖም ብጣዕሚ ጥዕማት ከምኡውን ንሰውነትና ጠቐምቲ ዝኾኑ ተኽለታት እዮም።

ናይቶምሃሮ ወይ ከዓ ናይ ሠራሕተኛታት ማኅደር ንመቓመጢ ኻብ እንጥቀመሎም ዓይነት ናይ ጽሕፈት መሳርሕ ሓደ እዩ መፍዛሕቲኡ ጊዜ ጊዜ ንምቝጣብ ትእ ባዕልና ኣርንጅ ጌርና ንቐሚጦሞ ደሃር ተልልና ንምርካብ ከይባላሸውን ይሕግዘና።

ኣብ ገዛና ዂብ ብመባል በየ ሰዓቱ ሰዓቱ እናሃለወ ናባና ዘምጽአልና ሓብሬታ ንሓንረከብ ዝሕግዘና ዜይና ኣውተር እንትኸውን ፤ብዙኅ ጊዜ ሃገር ኣብ ከመይኹነታትላ ንሃብ ናይ ሃገር እናወፃኢ ዘለቢ ዘይና ንምስማዕ ይሕግዘና።

ደቂ ሰባት ንመንበሪ ካብ ዝጥቀሙሎም ሓደ ገዛ እንትኸውን ካብ ምንባር ሓሊፉ ድማ ሓደ ሓደ ነገራት ዝሽየጡ ንመቐመጢ ንጥቀመሎም፡፡ እዚ ኣብዚ ገዛ ዝርከብ ኣቑሑ እንታይ እንታይ ይበሃል? ካብ ምንታይ ከ ይስራሕ?

ናይ ገዛን በረኻን እንስሳ እንትኸውን ምስ ሰባት ተላሚዶም ንሰባት እናገልገሉ ኣብ ጥቓ ሰዉን ክነብሩ ዝኽእሉ እንተኾኑ ኽትሪኦም ከለኻ መልከዖምን ደስበሃልቲ ከምኡውን ብዙኅ ኣገልግሎት እንሃቡ ደቂ ሰባት እንሓገዙ ዝረከቡ ዒይነት እንስሳ እዮ

ኣብ ትግራይ ካብ ዘለዋ ዓይነታት ፓርቲ እቲ ሓደ ህወሓት እናበልና ንፈልጦ ብዙሕ ተኸታሊ ሰብ ዘለዎ ዓይነት ፓርቲ ናሃቱ ሓላፊ እናበልና ንፈልጦም ዓብዪ ፖለቲከኛ ፍሉጥ ሰብ ሽሙ መን ይባሃል?

ናይ ሓባር መንበር ገዛእ እዩ። ኣብ ከምዝ ምንባር ብዙሕ ኣይምችወንን ምኽንያቱ ኸዓ ብዙኅ ሰብ ኣብ ሓደ ተኣኪቡ ዝነብረሉ ስለ ዝኾነ ጽሬቱ ብደንቢ ኣይሕለዉን? ካልኣይ ከዓ ብዙሕ ዋዕዋዕታ ስለ ዝበዝሖ ንምንባር ምችው ኣይኮነን።

ኣብ ኢቲጴያ ናይ መንግሥቲ ተቛም ካብ ዝኾነ ናይ ኢቴጴያ ቴሌኮምምንቄሹን ኃላፊት ዝኾነት ወይዜሮፍ ሮወኒ እንትትከውን ብዙኅ ሥልጣነ ወይከዓ ኣብ ዓብዪ ደረጃ ንኸበጽሕ ብዙኅ ኣስተዋፅኦ ዝገበረት ተፈላጢት ጓልን ስኔቲ እያ::

ናይ ንግድን ምትዕድዳግን ዝካየደሉ ቦታ እንትኸውን ብዙኅ ኣቕሑ ዝሽየጠሉን ዝግዝኡን ዋላ እንተኾነ ግን ከዓ ኽትከዶ ደስ ኣይብለካ ቦታ እንተ ኸይትካውን መዓዝ እየ ዝወፅእ ኢልካኣብ ጣዕሚ እትችኲለሉ ቦታን ኣነብጣዕሚ ደሥ ይብለኒ ቦታን እዩ።

ኣብ ገዛና ተኽልታት ንምጽራግ ኣብ ጥቓ ተኽልታት ዘለዉ ርስሓት ናብ ሓደ ንምእካብ ካም ንጠቀመሉ ዓይነታት መሳርኂ ሓደ እንትኸውን ንምሥርሑ ምቕሉልን ንመሓዛን ዂሉ ምችውትን ጽበቕቲ መሣርሒት እያ።

ደቂ ኣንስትዮ ንመጋየፅን መመላክዕን ካብ ዝጥቀማሉ ሓደ ቁኖ እዩ። እዚ ጓል ኣንስተይቲ ፅብቅቲ ኮይና ወይ ከዓ ተፈልያ ንክትርአ ይገብራ። እዚ ዓይነት ቁኖ ሽሙ እንታይ ይበሃል ?

እዚ ካብ ተፈጥሮን ከባብን ዝዓደለትና ሓደ እንትኸውን እዚ ፅቡቕን ሰሓባይን ንዓይንኻ ሓምለዋይ ቦታ ኣብ ምንታይ ከባቢ ይርከብ?

ኣብ ከተማ ኣኽሱም ካብ ዝርከቡ ንመዝናነዪ ካብ እንጥቀመሎም ሓደ ከምኡ ውን ንመንበቢ ካብ እንጥቀመሎም ሓደ ቦታ እንትኸውን ካብ ምንታይ ዝተሰርሐ እዩ? ውሽጡ ኸ እንታይ እንታይ ዓይነት ኣገልግሎት ይርከብዎም?

ካብ ዓይነታት መጋይጥን መማላኽዕን እንትኸውን ገጽና ብምቕባእ ተፈጥራዊ ነገር ጽቡቕ ለውጢ ነምጽእ እቲ ለውጥን ሕረምፂና ኸዓ ሓጕሳት ኴንና ዓርስም እትእምዋና ይውስኽ ሕጕሳት ኮይንና ኸዓ ናብ ሰብ ነቐረብ።

ናይ ገዛን በረኻን እንስሳ ዝኾነ ኣብዝሓ ከብ ደቂ ሰባት ርሒቁ ዝርከብ እዚ ሓርማዝ እናተብሃለ ዝፍለጥ ዓይነት እንስሳ እንትኸውን ካብ ክፍሊ ኣካላቱ ንምስታይ ዝጥቀመሉ ኣየናይ እዩ ?

ኣብ ኢትዮጴኣ ውሽጢ ኻብ ዝሥርሑ ጥበብን ባህልን ሓደ እንትኸውን መብዛሕቲኡ ብኣብ ደቡብ ክልል ኣብ ጫፍ ነጸላወይ ከዓ ኣብ ጫፍ ሚሽ ብምእታው ንመጸባባቒይ ወይ ከዓ እቲኽዳን ብጣዕሚጐል ይሁን ጸቡዑ ነኽርአ እንጠቀምሉ ኣይነት ክዳን እዩ።

ካም ቤቢ ዝብል ዳይፐር ወይ ከዓ ናይ ቈልዑ ናይ ሽንቲ መወተፊ እንተኸውን፣ እቶም ቈልዑ ምንም ነገር ንኸይበኽዩ ምችቶም ተሓልዩ ምሉእ ሰዓት ንኽድቅሱ ዝሕግዞም ጽቡቅ ዓይነት ዳይፐር ኣብ ስፖር ማርኬት ንረኽቦ።

እዚ ካብ ዓይነታት መስተ ሓደ ዝኾነ ብኣብዛሓ ኣብ እዋን ቁርሲ ወይ ካዓ ንጉሆ እንጥቀመሉ ዓይነት መስተ ወይ ካዓ ትኩስ ነገር እንታይ ተባሂሉ ይፍለጥ?

ገዛ ንምሥራሕ ካብ እነጠቀመሎም ብሎታት ሓደ እንትኸውን እቲ ብሎከት ንምሥራሕ እነጠቀመሉ ማሽን ይበሃል እዝ ማሽን ጊዜ ንቖጥብ ከምኡውን ድኸምና ንቕንስ ኰታስ ብዙኅ ነገር ቀኒስና ንሰርሐሉ እዩ።

ዘተፈላለዩ ናይ ትምህርቲ ኸምኡውን ናይ ሥራሕ ክኸዉን ይኽእል ማኅደራት ንምትሓዝ እንጠቀመሉ ናይ ጽሕፈት መሣርሒ ሓደ እንትኸውን ማኅደርና ንኸይባላሸ ኣብ ጽቡእ ቦታ ብዙኅ ጊዜ ንኸይባላሸወና እንቆምጠሉ መሣርሕ አዮ።

ኣብ ከባቢ ጐንደር ላሊበላ ካብ ዝርከቡ ሕንፃ ስራሕ እቲ ሓደ ዝኾነ ብዙሕ ጊዜ ንመስሕብ ቱርዝም እንጠቀመሉ ቦታ እንተኸውን ካብ ዓለት ተፈልፊሉ ዝተሰርሐ ኾይኑ ብዙሕ ጊዜ ፍሊይ ዝበለን ንዓይንኻ ሰሓባይን እዩ።

ናይ ደቀን ስትዮ ጫማ እንትኸውን ጻዕዳ ሕብሪ ዘለዎ ብዙኅ ጊዜ ምስ ናይ ባሕላዊ ኽዳን ወይከዓ ምስ ቀሚስ እንተ ዝኽደን ዝምረጽ ዓይነት ጫማእ እዩ ጌርካዮ ኸዓ ኣድሚቕ ኣቢሉ ዘርኢርካ እዩ።

ኣብ ዘርፊ ሕርሻን ግብርናን እንረኽቦ ካብ ዓይነታት ኣትክልትን ኣሕምልትን ሓደ ዝኾነ ጥቅልል ጎመን እናተባህለ ዝፍለጥ ሓምለዋይ ተኽሊ እዚ ንምግብነት ከመይ ጌርና ኣዘጋጂና ነቕርቦ? እንታይ ዓይነት ጥቅሚ ከ አለዎ?

እዚ ኣብ ከባቢ ጥበብን ባህልን ካብ ዝርከቡ ስርሕቲ ሓደ ዝኾነ ብኣብዝሓ ኣብ ጥንታዊት ከተማ ኣኽሱም ንረኽቦ ስራሕቲ እንትኸውን ካብ ምንታይ ይስራሕ ?

ኣብ ሃይማኖት ክርስትና እንጥቀመሉ ማስቀል እናተባሃለ ዝፍለጥ ዓይነት ኣቕሓ እንትኸውን ንመስሕብ ቱሪዙም እንጥቀመሉ ሃይማኖት ኣቦታት እውን ንመሳለሚ ካብ ዝጥቀምሉ ኣቕሓ እዩ፡፡ እዚ ካብ ምንታይ ይስራሕ?

ደቂ ኣንስትዮ ንመመላኽዕን ንመጋየፅን ካብ ዝጥቀማሎም ሓደ እዚ ኣብ ሱፐርማርኬት መሸጣ ኣቑሑ ንረኽቦ እንትኸውን ሽሙ እንታይ ይባሃል? ዋግኡ ኸ ክንደይ እዩ?

እዚ ተፈጥሮን ኣከባብን ካብ ዝኾነ ሓደ ደቂ ሰባት ንምዝንናይ ኣእምርኦም ንምሕዳስ ዝጥቀምሉ ካብ ከተማ ውፅእ ኢሎም ብቤተሰብ መልክዕ ተኣኪቦም ከይዶም ኣብኡ ኮፍ ብምባል ግዜ ዘሕልፉሉ እንታይ ይበሃል? ኣብ ምንታይ ከባቢ'ኸ ይርከብ? እንታይ እንታይ ኣገልግሎት'ከ ይህብ ?

ደቂ ሰባት ካብ ዝግልገልሎም ሓደ መሰረታዊ ልምዓት ዝኾነ እዚ ሰፊሕ ግቢ ኣብ ውሽጡ ከዓ ተመሃሮና መምሃራን ይርከብዎ:: እዚ እንታይ ኢልና ንፅውዖ

ብዙኅ ቦታ ኸይዘርና ዂሉ ነገር ኣብ ሓደ ቦታ ብሓደ ጊዜ ቕርሽና ኻፊልና ተሎዂሉ ነገር ብሓደ ሻዕ ገዛ ዚእና እንኸደሉ ብዙኅ እትክልትን ኣኅምልትን ዝርከበሉ ሰፊሕ ናይ ዕዳጋ ከዓ መሸጥ ቦታ እዩ ንኽትርኦምውን ደስ በሃልቲ ኣይንኻ ዘጽጉ

ካብ ዓይነታት ኤሌክትሮንክስ ሓደ ዝኾነ ኤፍኤም ንምስማዕ ከምኡውን ዝኾነ ዒይነት ሙዚቃ ብፈልሽ ጌርካ ንምጥቃም እንጠቀመሉ ቴብ እናፈልናዊ ከዓ ሬዴዩ ኢልናን እንፈልጦ እንተኸውን እዝ ኸዓ ተልልና ዝደለናይ ነገር ንምስማዕ ይጠቕመና።

ካብ ባህላዊ ሕክምና ሓደ ዝኾነ እዙይ ናይ ከፍቲ ሽንቲ ዝናተባህለ ዝፍለጥ ብኣብዝሓ ከባቢና ዝርከብ እንትትኸውን ንምንታይ ዓይነት ሕማም ንጥቀመሉ ባህላዊ ሕክምና እዩ?

ኣብ ሓፈሻዊ ሸቓጣ ሸቓጥ ዘርከብ ዓይነት ማስቲካ እንትኸውን ትሪደንት እናተብሃለ ይፍለጥ ክትሓኽ የኸለ ኸዓ ብጣዕሚ ጥቡቕ ሽታ ስለ ዘለዎ ደስ እናበለካ ትሽትእውን ንኣፍካ ጽቡእ መዓዛ ዝህብ ዓይነት ማስቲካ እዩ።

ካብ ጣውላ ተጸሪቡ ዝተሠርሐ ካብ መኖርያ ገዛና ወፂና ከይተጨገርና ሙቾት ብዘለዎ መንገዲ ንኽንጕዓት ዝሕግዘና ናይ ገዛና ኣቕሑ እዩ።

ካብ ዓይነታት ኤሌክትሮንክስ መሳርኂ ሓደ እንትኸውን ብኢሌትርክ ዝሠርሕ ኾይኑ ንብዙኅ ጊዜ እትጥቀመሉ ሓደ ጊዜ ገዜእኻዮ ንብዙኅ ዋን ዘግልግለካ ከምኡውን ንመሳርሒ ዝጣቕመካ እንተኸውን ገዚእኻ ዘየጣዐስ ኣቕሓ እዩ።

እዞም ተምሃሮ ኣብ ትምህርቲ ቤት መምህራ ሓገዝ ብምሕጋዝ መሣርሒ ብምጥቃም እናተምሃሩ ይረከቡ ዚኡም ከዓ ፍቕሪብዝተመልኦ ዓይነት ትምህርቲ እናምህረቶም ተርከብ።

ኣካል መፅሓፍትን ጋዜጣን እትከውን ናይ ኣክሱም ዩኒቨርስቲ ናይ ተመረቅቲ ተማሃሮ ዝተዳለወ መፅሓፍ እዩ። እዚ ብክንዳይ ዓመተ ምህረት ተሰሪሑ ?

ኣብ ንግድን ምትዕድዳግን እንረኽቦም ሓደ ዝኾነ ኣብሲልና ንምግብነት ካብ እንጥቀመሉ ካርቦሃይድሬት ዝህበና ምግቢ እንትኸውን ኣብ ክሻ ተኣኪቡ ዘሎ ሽሙ እንታይ ይበሃል? ኣብ ምንታይ ከባቢ ኸ ንረኽቦ?

ብዙኅ ኣትክልትን ኣኅምልትን ብሓደ ጊዜ ኣብ ሓደ ቦታ እትረኸበሉ ዕዳጋ ናቲብሃለ ዝፍለጥ ቦታ እንትኸውን እንም ዓይነት ዘይትስእነሉ ካኡ ኸዓ ኣብ ማሪጽካ ቕናሽውን ዝኾነ ዓይነት ነገር ዝመረጽካዮ እትረኸሉ ቦታ እዩ ።ከይተንገላ ተዓኻ ብሓደኸል።

ሃይማኖት እስልምና ናይ እምነቶም ሥርዓት ዘካይድሉ መስጊድ እናበልና እንፈልጦ ዓይነት ቦታ እንትኸውን መብዛሕቱእ ጊዜ ብጽምዋ ብዙኅ ዘረባ ዘይበዝኅሉ ጸሎት ብቻ ዘካይድሉ ቦታ እዩ ብዙኅ ጊዜ ሰላምካ ተረኽበሉ።